ኣርክቲክቸር ህንፃ ስራሕን ማለት ህንፃታትን ካልኦት መዋቕራትን መልክዕ ተግባራውነትን ድሕንነትን ብለጋናዘበ መልክዑ ምትላምን ምፍጣርን ማለት እዩ፡፡ ጥንታዊ ስነ-ህንፃ ዝባሃሉ የሓ፣ ኣኽሱም ይጥቀሱ፡፡ ንስኻትኩም ከ ተድንቅዎም ጥንታዊ ስነ-ህንፃ እኒአ ዶ?

መፅሓፈትን ጋዜጣን ንወዲሰብ ኣዝዮም ጠቐምቲ ካብ ዝበሃሉ ነገራት ሓደ እንትኾኑ እዚ ድማ ብዝተፈላለየ ኣካላት ናብ መንበብቲ ብዝተፈላለየ መንገድታት ናብቲ ሕብረተሰብ ይበፅሑ። መፅሓፈትን ጋዜጣን ክንደየናይ ይጠቕሙ?

ፖለቲካ ማለት ሰባት ናይቲ ማሕበረሰብ ግንዛበ ኣብ ግምት አእቲዮም ዘለዎም ናይ ሓሳብ ኣፈላላዩ ዝገልፅሉን እጃሙን ዝዋፅእሉን እዩ ። ፖለቲካ ንሓንቲ ሃገር እንታይ ጥቅሚ ኣለዎ ኢልኩም ትሓስቡ ?

ተፈጥሮን ከባብን ፦ከባቢ ኢልና ንፅውዖ ሓደ ሰብ ምስቲ ማሕረሰብ ዝነብረሉ ቦታ እዩ። ተፈጥሮ ድማ ነቲ ኣብቲ ከባቢ ዝርከብ ሰብ ባህሪያቱ ኣብ ዝገልፆ ተፈጥራዊ ነገራት እዮም። ተፈጥሮን ከባብን እንታይ ደስ ዝብል ኣለዎም?

ቤት ምግብን መስተን፡- ንዝተፈላለዩ ሕብረተሰብ ናይ ምግብን መስተን ግልጋሎት ዝህቡ ኮይኖም ዝተፈላለዩ ናይ ምግብታትን መስተታትን ኣቕርቦት ዘቕርብሉ ናይ ንግዲ ቦታ እዩ፡፡ ኩሎም ቤት ምግብን መስተን ደስ ይብሉ እዮም ኢልኩም ትሓስቡ ዶ?

ናይ ገዛን ቢሮን አቁሑ ናይ ገዛ አቁሑ ማለት ኣብ ገዛ ስራሕቲ ንምስላጥ ዝሕግዙና ናውቲ እንትኮኑ፤ ናይ ቢሮ አቁሑ ማለት ድማ ኣብ ቢሮ ንጥቀመሎም ናውቲ እዮም፡፡ ንኣብነት ወንበር ፣ ጠረጴዛ። ብበዝሒ ካብ ትጥቀሙሎም ናውቲ ገዛ ጥቀሱ?

ጥበብን ባህልን ማለት ናይ ሓደ ሕብረተሰብ መንነት ንምግላፅን ንምምሕልላፍን ዝዓበየ እጃም ዘለዎም እዮም፡፡ ንኣብነት ቅርፃ ቅርፂ፣ ሙዚቃ፣ ስነ ፅሑፍ ስነ ስርዓት ኣከዳድናን ስነ ስርዓት ኣመጋግባን ይጥቀሱ፡፡ ባህልኩም ከመይ ተፋልጡ?

ትራንስፖርት ማለት ሰባትን ነገራትን ካብ ሓደ ቦታ ናብ ካልእ ቦታ ዝንቀሳቀስሉ ስርዓት ኮይኑ፣ ተሽከርከርቲ ማለት ድማ ሰባትን ነገራትን ዝተፈላለዩ ነገራት ንምጉዓዝ እንጥቀመሉ ማሽናት እዮም፣ ንኣብነት መኪና፣ ባቡር። ንስካትኩም ከ ንምንቅስቃስ እንታይ ትጥቀሙ?

ባንዴራ ማለት ሓደ ሃገር ትካል ወይ ጉጅለ ንምውካል ዘገልግል ምልክት ጨርቂ እዩ። ባንዴራ ዝተወሰኑ ሕብርታትን አውትሳይን ምልክታት ኣለዎም። እዚኣቶም ድማ ዝውክል ኣካልን ታሪክን አለዎ። ናይ መን ዓዲ ባንዴራ ትፈትዉ?

ስፐር ማርከት ኣቕሖ ማለት ወዲ ሰብ ክትቀመሎም ዝኽእል ንኣብነት እንበልዐሎምን እንሰትየሎም ንምሕፀቢ አንጥቀመሎም ኲሉ ነገራት ሓዊሱ ዝሓዘ ናይ ንግዲ ቦታ እዩ፡፡ ካብ ስፐር ማርከት በዝሒ ትዕድግምዎም ነገራት ታይ እዮም?

መጋይ ጸማለት ነገራት ምልከኣትን ሰሓብትን ልምግባር ልግበርፍኾነ ይኾን ዓይነት ተግባርእዩ ዕላምኡ ድማ ብዝኅ ጊዜ ጽብዓኑ ምፍጣርን ፍልልበለን ምጓባርም እየ ካብቶም ንመጋይ ኢን ጥ ቀመሎም ነገራት እትፈፅወም ምታይንታይ እዮ።

ስፖር ማርከት ኣቕሑት ማለት ወድ ሰብ ኽጥቀመሎም ዝክእል ንኣብነት እንበልዖምን፣ እንሰትየሉምን፣ ንመሕጸቢን እንጥቀመሎምን ዂሉ ነገራት ኃዊሱ ዝሓዘን ናይ ንግዲ ቦታ እዩ። ካብ ስፖር ማርኬት ብበዝሒ ትዕድጉዎም ነገር እንታይ እዩ?

መጋየጽ ማለት ነገራት ምልኰዓኽን ስሓብትን ንምግበርልጥበር ዝኾነ ይኮነ ኣይነት ተግባሩ እዩ ዕላምኡ ድሞ ብዙኅ ጊዜ ጽበዖን ምፍጣርን ፍል ዝበለ ንምግባርን እዩ ካፍቶም መጋየ ጭንጥ ቀመሎም ነገራት ጥቐሱ።

መጋይጽ ማለት ነገራት ካብልናበሮም ትፈጥረአዊ መልከ ወቂዎም ማዕሪጎምን ደኒዖምን ልከርአዩ ልገብር እዩ ሣቶምፋ ኣብ ዕለትዊመናበራሆም መጋይእፂይትጠቕምዶ?

ናይ ገዛን ቢሮናኦ ናይ ገዛ ኣኅዶት ማለት በደ ታውዕየተት ምስለል ልጠምነኣሕኾይኖ ናይ ቢራኦሕ ማለት ድማ ኣብ ቢሮ ነጥ ቀ መለም ኣኅታት እዩም ናብነት ጠረበዛን ኣብ ቢሮኹም እንታይ ኣቕሑ ኣለዉኹም?

ጥበብን ባህልን ናይ ሓድ ኅረብረተሰብ መንነት ንምግላፅን ንምምሕላፍን ዓበይ እጃም ይፃወት። ንኣብነትቅርፃ ቅርጺ፣ ሙዚቃ፣ ስነ ጥበብ ስነ ስርዓት ኣካዳድና፣ ስነ ስርዓት ኣመጋግባን ይጥቀሱ። ባህልኩም ትፈትዉ ዶ?

ተፈለጥ ሰባት ማለት ኣብ ሕረት ሰፍሉ እዘረኤለት ጭልዋዝ ኅድሩ ተግባላት ምክዋንስዉን ዝገነኑውን ቀሰባትን ውርያት ሰባትን እዮም ኣብ ሕረትሰብ ርኢ ዘኾነለዉ ጢከምጽእ ዘሕግፁ እዮም ኣብ ሃገርና እትፈልጥዎም ተፈለጥ ሰባት ጠወሶ።

ስፖርት ማለት ኲሉ ዓይነት ምንቅስቓስ ኾይኑ ጥዕናና ንምሕላው ኣካላዊ ሎዉጥ ንምንጻእን ኣእሙራላዊ ንቕሓትኒ ክህለወና ዝሕጊዘና ምንቅሥቓስ እዩ። ንኣብነት ኩዕሲ እግሪ፣ ጕያ ንስካትኩም ከ እንታይ ዓይነት ስፖርት ናይ ምስራሕ ልምዲ ኣለኩም?

ጥበብን በህለን ማለት ናይ ሓድ ኅብረት ሰመንነት ንምግላጽን ምምህለትን ኣብኢጀም ዝዊትኑ ናኣብነት ኣርጥዓርፂ ሙዚቃስ ነጸፈፍ ስነሰውዓት ኣከዳርና ስነሥራት ኣመጋግራ ይጥቀሱ በህለኹም ትፈትዶ።

ትራንስፖርት ማለት ሰባትን ነገራትን ካብ ሓደ ቦታ ናብ ካሊእ ቦታ ንምንቅስቃስ ዝጥቀምሉ ሥርዓት ኾይኑ ተሽከርክርቲ ድማ ሰባትን ነገራትን ምጉዕዓዝ ዝጥቀምሉ ተሽከርከርቲ እዩም። ንኣብነት መኪና፣ ባቡር ንስካትኩም ከ ንምንቅስቃስ እንታይ ዓይነት ትጥቀሙ?

ተፈጥሮ ማለት ብወድሰ ኽፍጥርን ክቅየርን ዘይክአል ነገራት እዩ። ንኣብነት ማይ፣ ኣየር፣ ካባቢ ማለት ድማ ተፈጥሮን ሰብ ስራሕን ዝኮኑ ነገራ ዝርከብሉ ቦታ እዩ። ኣብ ከባቢኩም ዝርከቡ ተፈጥረዊ ነገራት ጥቀሱ?

ሃይማኖት ማለት እምነት መሠረት ገይሩ ስርዓት ትምህርቲ ወይ ናይ ኣምልኾ መንገዲ ማለት ሃይሞኖት ናይ ሞራልን ስነ ምግባር መምርሒ ዘጠቓልል እዩ፡፡ ናይ ኣምልኮ ስርዓትን ልምዲ ላኣብነት ፀሎት፣ መስዋእቲ ፣ባዓላት የካተት፡፡ ክንደይ ዓይነት ሃይማኖት ኣሎ?

ጥበብን በህልን ናይ ሓድ ኅደት ሰመንነት ንምግላጸን ንሕላፍን ዓቢ እጃም ኣለዉ ንኣብናት ዕልፃፂ ምዚቃ ስነጽ ሕፍ ስነ ሥርዓት ኣከዳድና ባህላወፃዋታት ስምፍ ሥርዓት መጋግባ ይጥቅሱ ባህልኹም ትፈጥዶ?

እፁዓት ማለት ኣብ ምድሪ ዝግነዩ ኣብ ሰብምግብ ከዳል ዘሉን ሕይወት ዘልዕም ነገራትን ብምሎም እዮም። እዚኣቶምለያ ሃምኣት ክርቲ ሥራት ወጣቱ ጥዓል እዜም ድማ ተንቀሳዓስቲ እዮም ።እጽዋት ሎዲ ሰብታይ ጠቅ ሚ ኢሉም ተሓስብ?

ሥድራ ማለት ደንን ዘምድናል ተኣሣሰውሩ ሰባት እዩን ኅብረት ሰብ ማለት ድማ ናይ ዘተፈላለዩ ሰባትን ጕጅለታትን ለካትት እዩ። ን ኅብረት ተሠር ተስማምኤል ክነብር እንታይታይ ክገብር ኣለዉ ኢልኹን ተሓሰብ?

ሥራሕ ማለት ሰባት እናእና ውሮኦም ዘድሎም ኣታውን ምርካብ ዝገብሩ ወጽኮነ ኣይኮን ዓይነት ተግበር እዩን ሥራሕ ንውልቀ ሰብን ሃገርን ዕቤት ቊጣው ለውጥን ከምፂእ ይገብር ኣብ ምንታይ ዓይኒ ሥራሕ ተዋፊርኹም ትፈልጡ።

ዜና ማለት ካብቲኣነንቲ ፍልፍላት ብምጋስ ጊዜ እዝኃለየን ጠቓምን ፍጻመታት ወይ ሓበሬታታት እነፈኖወሉ እዩ። ዜና ብሰፈለይ መንገድታት ይፍኖ ንኣብነት ተለብዝን ሬድዮ ዜና ምድማፅ ቲፈትው ዶ?

ፀጕሪ ማለት ኣብ ደቂ ሰባት ኻልኦት መጥበውቲ እንሳትን ኣብ ቆርቦት ዝቦቁል ክር ልመስል ነገር እዩ፡፡ ጥቕሚታት ጸጕሪ ካብ አንብሎ ሙቐት የከላኸል መጋይፅን ብፍለይም ካብ ጕድኣት ይከላኸል፡፡ ንስኹም ኸ ፀጉሪ ንምንታይ ይጠቕም ኢልኩም ትሓስቡ?

ዘተፈጥሮ ማለት ብወዲ ሰብ ልቲ ፈጥረን ለተኣየረ ኣብ መላ ዓለም ለሎ ነገራት እዩ ።ኣብነት ማይ ኣያት ከባብ ማል ድማ ተፈጥረን ሰብ ሠራሕን ነገራት ሃቢሮም ዘርከብሉ ቦታ እዩ ኣብ ካባብትን ዘርከቡ ተፈጥራዊ ነገራት እዮም።

ናይ ገዛን ቢሮ ን ኣቑሕ ናይ ገዛ ሕማለት ኣብ ገዛ ሥራሕቲ ንምስላጥ ዝሕዝነ ናዉታት እንተኮኑ ናይ ቢሮ ኦኣሕ ማለት ድማ ኣብ ቢሮን ጥቀመሎም ናውትታት እዮም። ናአብነት ወንበር፣ ጠረቤዛ ፣ብበዝሒ ኻብ ጥቐምሎም ናዉቲ ገዛ ጥቀሱ?

ጫማ መሬት ኣብ እግሪ ልግበር ካብ ጕድኣት፣ ርስሓት ፣ቑርን ካብ ኻልኦት ጉድኣቲ ነገራት ንምክልኻል ለገልግል እዩ፡፡ ጫማ ካብ ቆርወት፣ ጎማ፣ ኘላስቲ ጨርቂ ክስራሕ ይኽእል፡፡ ብተወሳኺ ጫማ ካበይ ይስራሕ ኢልኹም ትሓስቡ?